ሃይማኖት ማለት ሓደ ወዲ ሰብ ዝኣምኖ ሓደ ነገር ከም ዘሎ ኮይኑ ንሱ ድማ እዚ ዝኣምኖ ተኣማኒ ኮይኑ ክፀንዕ ከሎ ሃይማኖት ይበሃል። ሃይማኖት ድማ ብዝተፈላለዩ መንገዲ ክግለፅ ይክእል። ኩሉ ሰብ ሃይማኖቱ ግን ሓደ ክከውን ዶ ይክእል?

ኣትክልትን ኣሕምልት ኣትክልትን ኣሕምልትን ኢልና እንፅውዖም ኣብ መስኖ ክበቅሉ ዝክእሉ ኣትክልትን ኣሕምልትን ይብሃሉ፡፡ ኣትክልትን ኣሕምልትን ካብ ዝባሃሉ ሰላጣ፣ ቆስጣ፣ ዘይትሁን ኣራንሽን እዮም፡፡ ኣትክልትን ኣሕምልትን እንታይ ጥቅሚ ይህቡና ?

ማሽናት ማሽናት እኖሎም ንደቂ ሰባት ኣይዕለታዊ ሥርሖም ንሥራሖም ዘቃልሉ እዮም ማሽናት ሃበትን ኣና ኤሽድዮም እዮም ማሽናት እዝተፋልሊ ሥርኃት ብሓደ ጊዜ ይሠርሑና ማሽናት ንምሥራሕ እንታየድልየልና።

ስር ማርከት ኣቕፎ ስጶር ማርቄት ማለት ሓደ ዓዊዪ ዝኾነ መኽዘን ናይ ድኳዓን ዝኾነ ኾይኑ ኣብ ስጶር ማርከት ዘርጐዉ ነገራት ስጶር ማርቄት ኣቕፎ ይበሃሉ ንኣምነት ከም መፃኦይ ከም ቆስሞስጢክስ ዛምሰሎ ስጶር ማርከት ኣሖ ይበሃሉ ስጶር ማርከት ኣቕፎ ኣብሓደ ኻቤይ እንታይጦም ኣለዋ

ኣቲ ክልትን ኣኅምልትን ኣቲ ክልትን ኣኅምልትን እንሎም ኣብ ድኅሪቤትና ክንዞሮም ወድማ ክንልተፍሎም እንኽእል ኾይኖም እዝ ድማ ከም ሣላጣ ቆስጣ ዘይትሆን ኣራንሺ ኣብ ነታት እዮም ኣቲ ክልትን ኣኅምልትን እኣይጠም ኣሎ።